ማሽን ብሓፈሻ ንሓደ ዕማም ንምፍፃም ዝተዳለወ መሳርሒ ኮይኑ መብዛሕትኡ ጊዜ ንስራሕ ቀሊል ወይ ዝያዳ ውፂኢታዊ ንክኸውን ይገብሮ፡፡ አዚኦም ካብ ቀለልቲ ክሳብ ዝተሓላለኹ ክኾኑ ይኽእሉ ስራሕ ንምፍፃም ዝተፈላለዩ ፅንዓታትን ኣገባባትን ይጥቀሙ፡፡

መጋየፂ ማለት ሓደ ሰብ ወቂቡን ማዕሪጉን ፅቢቁ ንክረኣ ዝረኣየሉ ዝገብሮ ሽልማት ማለት እዩ። ብፍላይ ድማ ኣብ በዓላት ፣ኣብ መርዓ፣ ኣብ ክርስትና ኣብ ዝኮነ ማሕበራዊ ጉዳይ ዝጥቀመሎም መሳሪሒታት እዮም።

ባንዴራ ማለት መብዛሕትኡ ግዜ ብ ኣርባዕተ አንጎሎ ዝተቐረፀን ልዕል ኢሉ ዝንብልበል ጨርቂ ኮይኑ ናይ ሓደ ሃገር መወከሊ፤ ናይ ሓደ ሃገር ምልክትን አርማን እዩ።

ባህላዊ ሕክምና ወይ መድሓኒት ማለት በብከባቢኡ ዝርከቡ ሰባት ወይ ድማ ዓበይቲ ሰባት ካብ ከባቢኦም ዝረኽብዎም ተኽልታትን እፅዋትን ንመድሓኒት ዝጥቀምሉ እዮም። መብዛሕትኡ ባህላዊ ሕክምናታት ድማ ብሳይንስ ዘይተደገፉን ዘይተረጋገፁን እዮም።

መጋየፅን መማላኽዕን ማለት ሓደ ሰብ ወቅቡ፣ ማዕርጉ ፣ፀቢቑ ንኽረአ ዝጥቀመሎሞ ተፈጥራኣውን ሰብ ስራሕ ክኾኑ ዝኽእሉ ነገራት እዮሞ፡፡ ስለዚ መጋየፂ ማለት ሓደ ሰብ ወቂቡ ንኽረአ ዝጥቀመሎም መሳርሕታተ እዮሞ፡፡

መፋለጢ ማለት ዝኮነ መፍረይ ትካል ምህርቱ ተጠላቢ ንክከውን ብቴሊቭዠን፣ ብሬድዮ ዝፍኖ ዝፍነዎሉ ምህርቱ ተጠላቢ ንክከውን ዝፍኖ ናይ ምህርቱ ዘፋልጠሉ ኩነታት እዩ።

መሳርሒ ማለት ሐደ ሰብ ዕለታዊ ስርሑ ንምስላጥን ንምቅልጣፍን ብዝተፀፈፈ መልክዑ ንምስራሕን ክጥቀመሎም ዝክእሉ ዝኾነ ይኹን ዓይነት አቕሓ እዩ። ስለዚ መሳርሕታት ዕለታዊ ተግባር ወድ ሰብ ንምስላጥን ብዝተፀፈፈ መልክዑ ንምስራሕን ዝጠቕሙና እዩ።

ሙዚቃ ማለት ብግጥምን ብዜማን ብዝተፈላለዩ መዐጀቢ ሙዚቃን ተቃኒዩ ንኣእምሮ ወዲሰብ ብዝስሕብ መልክዑ ተዳልዩ ዝቐርብ መንፈስ ደቂ ሰባት ዘሕድስ እዩ፡፡

ናይ ገዛ ኣቁሑ ክንብል ከለና ድማ ዝተፈላለዩ ኣብ ገዛውትና ዝተፈላለዩ ኣቁሑት ይርከቡ እዮም። እዚኦም ድማ ምምልካዕ ስራሕትናን ንምስላጥ ምግብና ንምብሳል ኮታስ ናብራና ንምምራሕ ዝጠቅሙና ኣቁሑታት እዮም።

ሙዚቃ ማለት ብዝተፈላለዩ ግጥምታትን ዜማታትን ብዝተፈላለዩ መሳርሕታት ሙዚቃን ተዓጂቡ መንፈስ ደቂ ሰባት ንምሕዳስ ዝቐርብ መሐደሲ ኣእምሮ እዩ።

መሳሪሒ ማለት ናይ ኮምፒተር ሃርድዌር፣ ሶፍት ዌር፣ ሰርቨር ተሓጋገዝቲ መሳሪሒታትን ካልኦትን ምስ ቴሌኮሚንኬሸን ዝተኣሳሰሩ ፍርያት ናይ ፅሕፈት ፍረያት ከም ፎቶ ኮፒታት ፋክስ ማሽናት ወይ ካልኦት ኣብ ምፍጣር ምቅያር ወይ ምድግጋም ዳታ ወይ ሓበሬታ ዝውዕል ቴክኖሎጂ ወይ መሳሪሒ ማለት እዩ።

ጥበብን ባህልን ክንብል ከለና ሓደ ማሕበረ ሰብ ንበይኑ ቢሒቱ ዝሓዞ ካብ ማሕበረሰብ ናብ ማሕበረሰብ እንፈልየሉ መፍለይ ኣገባብ ኮይኑ መገለፂ ናይ ሓደ ማሕበረ ሰብ ጥራሕ እዩ፡፡ ኩርዓት ሓደ ማሕበረሰብ ድማ እዩ፡፡